ገዛ ዝኮነ ተሰሪሑ ጠጠው ዝብለ ገዛ ክኮን ይክልእ እዩ፤ ገዛ እንብሎ ሰብ ክነብሮን ዘይክነብሮን ይክእል እዩ፤ መንበሪ ግን ሰብ ዝነብረሉ ቦታ እዩ።

ከከም ማሕበረሰቡ ፣ ከከም ዓልየቱ ወይ ድማ ከከም ከባቢኡ ዝተፈላለየ ዓይነት ኣርማ ኽህሉ ይኽእል እዩ። እዚ ድማ ምስ እንታይ ዓይነት ሰብ ነዋግዕ ከም ዘለና ከም ንፈልጥ ይሕግዘና ።

መፋለጢ ዘለና ሓዱሽ ኣቁሑት ወይ ድማ እነፍርዮ ዘለና ሓዱሽ ፍርያታት ናብ ዘይፈልጥዎ ህዝቢ ንምፍላጥ ወይ ድማ ንክሽየጠልና ኣብ ምግባር ዝለዓለ ግደ ኣለዎ።

መጋየፂ ኣብ ዕለታዊ መነባብሮና ንፅባቐና ክውስኽ እዩ ኢልና ንጥቀመሎም ነገራት እንትኾኑ ካብዚኣቶም ድማ ከምኒ ናይ እዝኒ ፣ማዕተብ ካልኦት ነገራት ይጥቀሱ ።

ኣብ ከባቢና መብዛሕትኡ ግዘ ንትራንስፖርት እንጥቀመለን ተሽከርከርቲ ሚኒባስ፣ ኣውቶብስ ከምኡውን ድማ ባጃጅ እየን።

ብዙሓት ዓይነታት ፋሽን ኣለው፡፡ ናይ ክዳን ፋሽን ክኾን ይኽእል እዩ፡፡ ከምኡውን ኣቕሑት ክኾኑ ይኽእሉ እዮም፡፡ ኮታስ ዝተፈላለየ ሓዱሽ ዝመፀ ነገር እዩ፡፡

ከም ሽኮር፣ ቡና ወይ ድማ ካልኦት ኣስቤዛታትን ንሂወትና ዘድልዩ ነገራትን ክንዕድግ ከለና እዩ፡፡

መሰረታዊ ልምዓት ከባቢና ኣብ ምልማዕ ካብቲ ዝነበሮ ሕማቅ ኩነታት ድማ ናብ ዝሓሸ ኩነታት ንምስጋር ይጠቅም።

መሰረታዊ ግልጋሎት ማለት ዝኾነ ይኹን ብዝተፈላለየ መልክዑ ዝቐርቡልና ግልጋሎት እዮም፡፡ ወይ ድማ ንሕና ንካልኦት ሰባት እንህቦም ግልጋሎት ከም ጋሻ ይኹን ከም ካልእ መጠን እዩ፡፡

መፃሕፍትን ጋዜጣን ዘላቒ ዝኾነ ፍልጠት ንክህልወና ኣብ ምግባር ዝለዓለ ግደ ዘለዎም ነገራት እዮም። ነዚ ድማ እዩ መፅሓፍ ምንባብ ክነዘውትር ዘለና።

ፖለቲካ ኣብ ከባቢና ዝርከቡ ሰባት ከከምኣተሓሳስቦኦም ወይ ድማ ከከም ዝንባለ ኣረኣእዮኦም ናብ ሓደ ጉጅለ ብምምፃእ ሓሳቦም ዝገልፅሉ መንገዲ እዩ፡፡

ባንዴራ ማለት ንሓንቲ ሃገር ከም መለለዪ ኮይኑ ዘገልግል ብሕብሪ ዝተመላኸዐ ጨርቂ ኮይኑ ከከም ከባቢኡ ድማ ዝተፈላለየ ዓይነት ሕብሪ ብምግባር ንዝተፈላለየ ሃገር ይውክል፡፡

ማሕበራዊ ሚድያ ዘሎን ዝፍፀም ዘሎን ከምኡውን ድማ ዝተፈፀመ ነገር ናብ ማሕበረሰብ ንምቅራብ ዝጠቅሙ ሚድያ እዮም፡፡

አብ ከባቢና ብዘይ ናይ ደቂ ሰባት ኢድ አእታውነት ዝርከቡ ቡዙሓት ተፈጥሮአዊ ነገራት ዘለው እንተኮኑ ካብአቶም ድማ ሓመድ፣ ኣእማን ከምኡውን ዝተፈላለዩ ነገራት ይርከቡ፡፡

ሙዚቓ ዘለና ጭንቅታት ንክንርስዖ ኣብ ምግባር ዝልዓለ ግደ ኣለዎ። በዚ ድማ እዩ ዝተፈላለዩ ሰባት ሙዚቓ ንምስማዕ ዝልዓለ ድሌት ዘለዎም።

ሕርሻ ንሓረስቶት ዘድልዮም ነገራት ከም ድኩዒ ፣ ፀረ ባልዕ ዝመሳሰሉ ነገራት ኣብ ምቅራብ ንሓረስቶት ዘድልዮም ነገራት ኣብ ምጥያቅ የዘውትር፡፡

እንዳ ቤት ምግብን መስተን ንደቂስባት ናይ ምግቢ ናይ መስተ አገልግሎትን ንምሃብ ዝቆሙ እንትኮኑ ደቂ ሰባተ አብ ገዝኦም ከዘጋጅዉዎ ዘይካአሉ ወይ ድማ ካልኦት ስባት ንምግባዝ እንትደልዩ ዝከድሉ ከባቢ እዩ፡፡

ታሪኽ ብዛዕባ ሕሉፍ ዝነበሩ ኩንተታት ከም ኣነባብራ ዝነበረ ናይ ምዕባለ ኩነታት ዝገልፅ እንትኾን፣ ተፈጥሮ ድማ ክቀያየር ዘይኽእል ተፈጥራዊ ኩነታት እዩ፡፡

ፖላዊስ ሕጊ ካብ ዘክቡሩ ክፋል ማሕብረሰብ እንትኮኑ ኣብ ዝተፋላለዩ ማሕበራዊ ጉዳያት ብምርካብ ድማ ሕጊ ንከክቡሩ ይፅዕሩ፡፡

ፖለቲካ ማለት ሰባት ከከም ኣተሓሳስብኦም ብዛዕባ ዘለዎ ህሉው ኩነታት ንክገልፁ ዝምኩርሉ ዓይነት ነገር እዩ፡፡

ትምህርቲ ኣብ ከበቢና ዘለው ነገራት ንክንዕዘብ ፣ንክንፈልጥ ከምእውን ድማ ሕማቅን፣ ፅቡቅን ንክንፈሊ ዘኽእለና ነገር እዩ።

ንግድን ምትዕድዳንግን ኣብ መንጎ ሰባት ዘሎ ርክብ፣ ምሕዝነት፣ ንምጥንኻር ዓብዪ ግደ ኣለዎ። ከምኡ እውን ዘይብልካ ነገር ኣብ ምርካብ።

ጤል፣ በጊዕ፣ ከልቢ፣ ላሕሚ ናይ ገዛ እንስሳት እትኾኑ፣ ከም ኣንበሳ ፣ ዝብኢ፣ ነብሪ ከምኡውን ማንትለ ድማ ናይ በረኻ እንስሳታት እዮም።

ዝላ ጉያ ወይ ድማ ምግልባጥ ካልኦት ነገራትን ክህልዉ ይክእሉ እዮም እዚኦም ኣብ ዓይነታት ስፖርት ይምደቡ ።

ኣርማ ከም መፍለይ መለለይ መንነት መን ምኳንኳ እና ካሊእ ሰብ ከመን ምኳኑ ንምግላፅ ይጠቅም።

ማሽን ናይ ሰባት ስራሕቲ ቀሊል ኣብ ምግባር ኣስተዋፅኦ ዘለዎ እንትኾን ሓደ ሓደ ሓደ ማሽናት ንተሽካም ናይ ደቂ ሰባት ዘቃልሉ እንትኾኑ ካልኦት ድማ ካብ ቦታ ናብ ቦታ ንኽኸዱ ዘኽእልዎም እዮም፡፡

ሃይማኖት ንሕና ከምደቂ ሰባት ኣሎ ኢልና እነምልኮ ነገር እዩ፡፡ ከከም ሰቡ ድማ ዝተፈላለየ ዓይነት ሃይማኖት ክህልዎ ይኽእል እዩ:: ግን ኩላትና ነናይ ባዕልና ሃይማኖት እነኽብር ሰባት ኢና፡፡

ፅሕፈት መሳርሒ ማለትን ንፅሕፈት ዘድልዩና ነገራት ከም ቢሮ፣ ደፋተር ከምኡ እዉን ካልኦት ነገራት ዘጠቃለለ እዩ ።

ናይ ገዛ ኣቁሑ ኣብ ዕለታዊ ወይ ድማ ማዓልታዊ መነባብሮ ኣብ ገዛ ክንጥቀመሎም ዘድልዩና ኣቁሑት እዮም፡፡ እዚኦም ዝተፈላለዩ እክብካብ ኣቁሑ ዝሓዙ ኮይኖም ካብኣቶም ድማ ብረድስቲ፣ ማንካ እዚኦም ንፀብሒ ዘድልዩና እዮም፡፡

ጉዕዞ ናብ ዝተፈላለዩ ቦታታት ምኻድ እንትኾን ቱሪዝም ድማ ዝኾነ ፍሉይ ቦታ ንኽትጉብንይ ኢልካ እትኸዶ ቦታ እዩ፡፡ ስደት ድማ ተገዲድካ ብዘይፍትወትካ ካብ ገዛኻ ካብ ሃገርካ እንትትፈናቐል እዩ፡፡

እንዳ ቤት ምግብን መስተን ንሰባት ብምግቢ ወይ ድማ ብመስተ ዘስተኣናግዱ ከባቢታት እንትኾኑ ከም ሽሮ ስጋ ካብ ዓይነታት መስተ ድማ ቢራ ከምኡ ዉን ለስላሳ ክሕዝ ይኽእል እዪ።

ባንዴራ ናይ ሃገራት ወይ ድማ ናይ ህዝብታት ዓርሶም ዝኽኣሉ ህዝብታት መፍለዪ መንነቶምን ዝጠቅም።

ተሽከርከርቲ ደቂ ሰባት ክበፅሕዎ ብእግሮም ክበፅሕዎ ዘይክእሉ ቦታ ንክበፅሑ ተባሂለን ዝተመሃዛ ክፋል መነባብሮና እየን፡፡

ሰባት ናብ ጥንታዊ ዝኾኑ ከምኡ'ውን ድማ ብዙሕ ምስጥራት ዝርከቡሎም ቦታታት ንቱሪዙም ኢሎም ምኻድ ይመርፁ እዮም።

ገዛ ሰባት ይነብርሉ ድዮም ኣይነብርሉን ብዘየግድስ ዝኾነ ዝተሰርሐ ህንፃ እንትኾን መንበሪ ድማ ሰባት ዝነብርሉ ገዛ እዩ፡፡

ስፖርት አብ ቅርፂ አካላትና አብ ጥዕናና ወይ ድማ አብ አብ ካልኦት ክፋላት ህይወትና ዓብዪ ግደ ዘለዎ ዓይነት ንጥፈት እዩ። ነዚ ድማ ኢና ኩልሻዕ ስፖርት ክነዘዉትር ዘለና ከም ሰባት ።

ኣየር ዝበዝሕ ሰብ ንትራንስፖርት ኣይጥቀመላን ናይዚ ቀንዲ ምኽንያት ድማ ብዘለዎ ክባር ዋጋን ካልኦት ነገራትን እዩ፡፡

ፋሽን ማለት ዘይተለመዱን ዘይነበሩን ኮይኖም ብሓዱሽ ብዝተፈለየ ከምኡ እዉን ብሰሓብን መልክዕ ተሰሪሖም ናብ ሕብረተሰብ ዝቐርብሉ ኩነታት እዩ።

መሳርሒ ማለት ዝኾነ ይኹን ኣብ ኢድና ብምሓዝ ንዝኾነ ስራሕ ንምስራሕ እንጥቀመሉ ዓይነት ኣቅሓ እንትኾን ካብ ኣቶም ድማ ካራ ፣ሞደሻ ፣ ከምኡ እውን መጋዝ ክጠቃለሉ ይኽእሉ፡፡